እዙ ቐይሕ ሽጕርቲ ወይ ከዓ ሽጕርቲ ጥልያን ኢልና እንጽውዖ ዓይነት ሽጕርቲ ኮይኑ ንጸብሒ መማቕርቲ እንጥቀመሉ እዩ።

እዙ ኣብ ገጽና ዝተፋላለየ ዑምፍሩር ነገር ወይምካሊ ነገር እንተሃሊእዎ ምሸት ምሸት እናተጠቐምና እናተላኸናን ንምሕያሽ ዝጠቕመና ዓይነት እዩ።

እዛ ማሽን እዚአ ዘመናዊት ዓፃዲት ማሽን እትከዉን ተላ ስራሕና ብቀሊሉ ብሓፂር ሰዓት እትዉድአልና ዘመናዊት ጉልበት ቆጣቢት መሳርሒት እያ።

እዙ ዕዳጋ እንትኸውን ኣብ ዕዳጋ ኸዓት ዘተፋላዩ ልዩ ኣኅምልትን ፍረምረን እንዕድገሉ ቦታ እንትኸውን ንኣብነት ከም ኣራንሽ ክንገዝእ ንኽእል።

እዚ ካብቶም ናይ ዘመናዉነት ፈጠራ ዝኾኑ ዉፅኢት ቴክኖሎጂ ሓደ እንትኸዉን ሓደ ወረቐት ማይ ንኸይኣትዎ ብላስቲኽ ዘዐሽግ መዐሸጊ እዩ።

እዛ መሣርሕት እዚኣ ኣብዘ ተፋላለዮ ዓጺድን ናይ ገባራይ ሥራሕትን ትሳተፍ እንትኸውን ሥራሕና ብፍጥነት ንኽዉዳእን ብጹፉፍ ንኽሥራሕን ትገብር።

እዚ ካብቶም ናይ ገዛ ኣቅሑ ዝበሃሉ ሓደ ኮይኑ ዓራት እዩ ካብ ዕንቄይትን ካብ ጨርቅን ብኽእልያታት ዝተሠርሐ እዩ::

እዙ ቤት ምህርቲ እንትኸውን ዝተፋላለዮ ንቲምሃሮ መቐመጡ ዝኾኑ ወንበራት ኣብኡ እንትርክቡ ተምሃረውን ገሊኦም ይሕናተንቃሰቐሱ ገሊኦም ከዓን ኮፍ ኢሎም ይርከቡ።

ደስ በሃሊ ናይ ዓድና ባህሊ ኣቀራርባ ቡና ቡና እንትቀርብ ከሎ ዘሎ ናይ ዕጣን ናይ ዕምበባ ዝግጅት እዋይ ደስ ክብል።

እዛኅ ሃፍተና እዚያ ናይ ቕድ ኽዳን መፋለጢት ኮይና እቲ ኽዳን ዓይነት ተሶፊው ክጠቅም ከም ዝኽእል እያ እተፋልጥ ዘላ፡፡

እዞም ስድራ ናይ ባህለ ኽዳን ተኸዲነ እንሳትን ወርቂ ኣብሳድን ጌይረን ኸምኡውን ትሕጋይጽን ጽቡቕ ኣትክዳውንቲ ተኸዲኖም ብሓለ ስእል ተልኢሎም ኣለዉ።

እዚ ጋሪ እናበልና እንፅወዖ ደስ ባሃሊ ካብ ቦታ ናብ ቦታ ብቀሊሉ ብቅንስ ዝበለ ዋጋ ክንቀሳቀሰሉ እንክእል ባህላዊ መጓዓዝያ እዩ።

እዙ ኣይተ ኣደሙ ፋራሕ ዘተናገርዎ እንተኾ እንተለ ኣብ ናይ ጥርናፊኦም ካልኣይ ኣኼባ ዓበይቲ ውሳነታት ከምዝውሰኑ ሓቢሮም።

እዙይ ሓደ ካብቶም ናይ ዕዳጋ ቦታታት ብጣዕሚ ደስ በሃልቲ ዝኾኑ ናይ ባህሊ ክዳውንቲ ጥልፊታት እንረኽበሉ ዕዳጋ እዩ።

እዙ ንገጽና ብጣዕሚ ዘጸብቕን ከም ፀሓይ ዘብርህን ናይ ቖርወት ምሽጢር ዝኾነ ብዘተፈላልዩ ዓይነታት ሕርጭ ኣቃሚምና ተላኸና እንሠርሖ እዩ።

እዙይ ዝተፋላልዎ ኣኅምልትን ፍረምረን መሸጢ እንትኸውን ከሎ ኸምኒ ቖስጣ ከምኡውን ካሮት ዝተፋላልዩ ቀይሕ ሡር ንረኾሉ እዩ።

እዙ መንበሪ ገዛ እንትኸዉን ብዘመናዊ መልከዕ ዘተሠርሐ ገዛ ኾይኑ ኣብ ጐኑ ሉሙዕ ቦታ ንሓንጎልና ምህዳስ ዝጠቅም ኣትክልትን ዘለዎ ቦታ እዩ።

እዚ ብጣዕሚ እናተቀሳቀስካን ፍጥነት ዝደልን ፀወታ እንትኾዉን እንከሎ ብተለምዶ ቴንስ ኢልና ንፅዎዖ ዓይነት ፀወታ እዩ።

ኣብዚ እንዕዘቦ ዝተፈላለዩ ዓይነታት ስራሕቲ ከምእኒ ስራሕቲ ደርሆ መንግድ ክምኡ እውን ዝተፈላለዩ ክዳውንቲ መሸጣ ።

እዙ ዜና እንትኸቡንከሎ ናይ ኢቲዮጵያ መራሕ ዝኾኑ ኣብዪ ኣሕመድ ሓንተ ጥይት ምስ ኮረቤትጎ እንኳን ኣይተቀያየርናን ዝበልዎ ነግግር እዩ።

እዙ ብተሎምዶ ድፉን ጫማ ኢልና እንጽውዖ እንትኸውን እግርና ካብ ዘተፈላልያ ሓደጋታት ዝካላኸለልናን ብጠዕሚ ጠንካራን እዩ::

ካብቶም ውፅኢታት ስራሕቲ

እዚኣቶም ሕሩጭ ፀባ እንትኾኑ ከለዉ ካብ ዝተፈላለዩ ተቃሚሞም ዝተሰርሑ ንህፃዉንቲ ብጣዕሚ ጠቀምትን ኣገደስትን ንጥረ ነገራት እዮም ።

እዚ ኣኼ ባ እንትኸውን ከሎ ኣብ ናይ ፌደራላዊ ዲሞክራሲያዊ ሪፐብሊክ ኢ/ያ መራሒ ዝኾነ ኣብይ ኣሕመድን ጌታቸውን ኮይኖም ኣኼባ እንትመርሑ ዘርኢ እዩ።

እዚ ዕዳጋ እንተከዉን ከሎ ጥዋፍ ተባሂሉ ካብ ጨርቅን ካብ ናይ ማዓር ዉፂኢትን እንስርሖ እንትከዉን ንመብራህት እንጥቀመሉ እዩ ።

እዙ መፋለጢ እንትኸውን ከሎ ብናይ ኣምሓራ መራኸቢ ዝግበር ሕቶን መልስን ናይ ጥምቀት በዓል ኣካባበራ ኣብ ዩንስኮ ዘይድህሰሱ ሓድግታት መዓዝ ተመዝጊቡ ይብል።

ብጣዕሚ ደስ በሃሊ ዝኮነ ጫማ ካብ ጨርቂ ዝተሰርሐ መብዛሕተኡ ግዘ ደቂ ኣንስትዮ ዝጥቀማሉ ዓይነት ጫማ ንዝተፈላለዩ ስፖርታዊ ምንቅስቃሳት ዝጠቅም እዩ።

እዙ ካውቶብ ናይ ዓድና ዝኾኑ ኣሠራርሓ ምግ ብጥዓሚ ተሓራፋይን ተፈታዋይን ዘኾነ ጥብሲ ሥጋ ኮይኑ ኣብ ሽኽላ ዝስራሕ እዩ።

እዚ ካርታ ኢልና እንፅዎዖ ንመጫወቲ ሓንጎልና ንምህደሲ እንንጥቀመሉ ዓይነት ስራሕ ወረቐት እዩ::

እዙ ካብቶም ጥንታውያንን ታሪኻውያንን ሕንጻታት ዘብሃሉ እንትኸውን ናይ ሓረር በሪ መእተው እዩ እዙይ ንብርክት ዘበለ ዓመታት ዝጸንሐ ታሪኻዊቦታ እዩ::

ደስ በሃሊቲ ውፅኢት ኢደ-ጥበብ ኣዴታት ዝኾኑ ዝተፈላለዩ ናይ ስራሕቲ ስፌት ከምኒ ሰተታ ከምኡ ውን መሽረፈት ንዝተፈላለዩ ሓዊ ንምቅፃል እንጥቀመሉ።

ኣታ ዝምግቢ እዙይስ ኣናፊቁኒ ኣዶካ ንክትዝክር ዝገብር ዓይነት ምግቢ በቢ ዓይነቱ እንብሎ ካብ ዝተፈላለዩ ዓይነታት ፀብሒ ሓዊስካ ብጉዕ ጌርካ ክትበልዖ ከለካ እዋይ ደስ ክብል !

እዙ ብተሎምዶ ዘምቢል ኢልና እንጽውዖ እንትኾንከሎ ካብ ዝተፋላልዩ ነገራት ክንሰርሖ ንኽእል የና ካብ ናይ ጨርቂ ሠራሕቲ ከምኡውን ካብ ናይ ሢየ ክሥራሕ ይኽእል እዩ።

እዞም ኣ ቦታትና ኣብ ማይ ዘለዎ ቦታ ወሪዶም ጥምቀት ብዓል ንምኽባር ኣብኡ ነቲ ማይ ይባርኽዎ ኣለዉ ኣብ ላዕሊ ኸዓ ናይ ዮሓንስ እንተጥምቖተሎ ንዮሱስ የርየና።

ደስ ባሃሊ መነባብሮ ዓድና ዘርኢ እዘን ወላዲት ካብ ጨረት ዝተፈላለየ ንምግቢ ዝውዕል እተውፅኣ ከለዋ ዘርኢ እዋይ! ገፀን ደስ ክብል ክበርህ።

ናይ ሙስሊም ሃይማኖት ተኸተልቲ ዝኾኑ አቦታት ንመስገዲ ዝጥቀምሉ ምንፃፍ ሒዞም ናብ ናይ መስገዲ ቦታ እንትከዱ ዘርኢ።

እዙ ካብ ቦታ ናቦ ቦታ ባህልናን ኣሠራራኃ ገዛውትናን ዘፈላለ ምዃኑ ዘሕብር እንትኸውን እዙ ከዓ ናይ ኣጕዶ ገዛ ዓሠራራሕ ባህሊ የርየና።

እዙ ሓምለይ ሆተል ዘተብሃለ እንትኸውን ከሎ እታ ሠራሕተኛ ኸዓ ዓማዊላ ብቕንኤልናን ብልብን ትጽበኸም ዘላ የመልክተና አሎ።

እዚ ካብቶም ብጣዕሚ ቀለልትን ንእግርካ ምችዋትን ዝኾኑ ዓይነታት ጫማ ሓደ ዝኾነ ናይ ጨርቂ ጫማ እዩ።

ካብቶም መግለፂና ዝኾኑ ባህላዊ ምግብታትና ሓደ ዝኮነ እንጀራ ብጥረ ስጋ ጌርና አናጥበቅና ብበርበረ ክንበልዖ ከለና ።

እዚኣቶም ኲሎም ናይ መሓበራዊ መራኸቢ መሣረሕታት እንትኾ፤ ገሊኦም ብምስሊ ከምኡውን ምስልን ድምጽን ዘተደገፈ ሓብሬታ ዝዉና እዮም።

ዋው! ሓዱሽ ቅዲ ኣከዳድና ብጣዕሚ ንውሕ ዝበሉ ናይ ላዕለዎት ተደረብቲ ክዳናት ብዘመናዊ መልክዕ ዝተምሓየሹ።

ኣብዙይ ዘተፋላለየ ዓይነታት ኣኅምልትን ፍረምረን ክንዕድጐሉ ንኽእል ቦታ እንትኸው እንተሎ ንዓብነት ከምኒ ቋስጣ ኣብካዶ ኮሚደረ ክንገዝእ ንኽእል::

እዋይ! አብ ናይ ካልኣይ ብርኪ ቤት ትምህርቲታት እንገብሮ ዝነበርና ናይ ኩዕሶ ኢድ ጨወታ ትዝ ዘብል ብጣዕሚ ደስ ብሃልቲ ዓይነት ጨወታ ።

ብዘን እኖና ናብ ዕዳጋ ደርሖ ኂዘን ጽላል ኣጽሊልን እየን ዝወርዳ ዘለዋ ምዉንያቱ እቲ ጽላል ካብ ፀሓይ ንምእንታን ክካላ ኸለልን ጌይረንኦ ኣለ።

እዙ ዘተፈላለዩ መነበሪ ገዛውቲ እንትኾኑኽ ኣለዉ ናይቶም ገዛ መንበሪ ኣሠራርሖም ብኸሚ ዓይነት ብቓዓት ከምዝ ዝተሠርሑን ከምኡውን እቲ ናይ መጽላል ዘለዎም ተኡለን የኅብር::

እዙ ኣቀራርባ ቡንና ፍሉጥ ካብቶም ባህለታት ኢቲጴያ ዝኾነ ሓድ እንትኸውን እዛ ሓፍትና ቡንና እናቐለወት ናይ ቡንና መሠርሕታት ኲሉ ኣዛጋጃ ትርክብ።

እዙ ብሩራማ ዝኾነ ሰንሰለት ኣብዘተፋላለዮ ናይ ክሳድና ከምኦውን ኣብ ኢድና ኣብ እግርና መጋያጺ እንጥቆሙኣሉ እዩ።

እዙ ሓደ ካብቶም ናይ ጽሕፈት መሳረሐታት ዘበሃሉ ብቕድሚት ከገላፂ እንትኸውን ዝተፋላለየ ዓይነት መስተዋሻ ኽንሕ ዘሉ እንኽል እዩ።

እዙይ ብናይ ፍልቲ ተቓዳ ደሚት ዝኾነት ድራርት እንትሉ ስብ ዘተመሥረተ ናይ ስጶርቲ መሰልጠኒ ማእኸልን ምርምር ማእኸልን ተመሪቑ።

ደስ በሃሊ!!! ናይ ምጉብናይ ስርዓት አብ ሕሉፍ ትምህርትቤታትና ኣብ ዝተፈላለዩ ቦታታት እንገብሮ ዝነበርና ናይ ጉዕዞ ዓድኻ ፍለጥ ዘስታውስ ደስ በሃሊ ምፍላጥ ዓድኻ::

እዙ ጫማ እዙይ ካብ ዝተፋላለዩ ነገራት ዘተሠርሐ እንትኸውን፤ ናይ ኢትዮጵያ ኣርማ ዘለዎ ካብ ዘተፋላለዩ ናይ እምኒ ሓደጋ ክካላኸለልና ይኽእል።

እዙይ መጋየፂ እንትኸውን መውሳሕቲ እግዘ ኣብ መርዓ ትምርዖውኒ ዲኺ ወይ ከዓ ትምርዖወኒ ዲኻ ዝብል ዘለዎ እዩ::

እዙ ካብዝተፈላልዮ ኣትክልትታትን ከምኡውን ካብልየምን ክነዘጋጅዎ እንኽእል እንተኾን ናይ ገጽና መልከ ንምስባቕን ንምምለ ኸዓል እንጥቀሞሉ እዩ።

እዘን ባንዴራ እዚኤን እታ ሓንቲ ናይ ፌዴራላዊት ዲሞክራስያዊት ሪፐብልክ ኢትዮጵያ ባንዴራ እንትኾን ተላ ታሓንቲ ኸዓ ናይ ውድብ ሕቡራት መንግሥታት አሜሪካ እያ፡፡

እዚ ካብቶም ውፂኢት ሕርሻ ዝኾኑ ሓደ እንትኸዉን እንተሎ ድንሽ ኣብ ትሕቲ መሬት ኲዒትና እነውፅኦ ንምግብነት ኣንጥቀመሉ ፍረ እዩ።

እዞም እንርእኦም ዘለና ኣሓትና ናይ ባህላዊ ክዳን መፋለጥቲ ኮይኖም እቲ ዝኽደንዎ ዘለዉ ክዳን ጥልፊ ተባሂሉ ዝፍለጥ ኮይኑ ብጣዕሚ ንዓይንኻ ሰሓቢ እዩ።

ለምለም ውሕልና ፣ሰላም ውሕልና ኣብ ዝተፈላለዩ ንምግቢ መፀባበቂ ዝኾኑ ዓይነታት ቅመማ ቅመም ዘማለአ።

ኣብዙይ ዕደጋ እዙይ መጺእና ምንም ዘይንረኽዋ ነገር የለን ኲሉ ኣብ ኢድኩም እዩ ይብሉና ኣለዉ ዝተፈላለዩ ናይ ሠራሕቲ ጥበብ ዝኾኑ ኻብ ቀርወትን ካብ ዘተፈላለዩ ዘትስርሑ ክትረኽቡ ትኽእሉ።

እዞም ሰባት እዙይኣቶም ናይ ባሊ ኽዘለዉገይሮም ብጣዕ ምደስ ብዝብል መዕሪጎም ተኣኪዎም እዮም ፈቶ ተላዒሎም ዘለዉ።

እዞም ወንበር እዚኦም ንዓይኒ ብጣዕሚ ሰሓብትን መራኽትን ኮይኖም ካብ ጽቡቕ ሉስሉስን ዝተሠርሑ እዮም።

እዙይ ሓደ ካብቶም ፈጣናት መጓዓዚያ ዝኾነ መጓዓዚያ ኣየር እንትኸውን እንከሎ ዋንነቱ ከዓ ናይ ኢቲዮጵያ ዝኾነ መጐዓዐዚ እየር እዩ።

ብትውሉዲ ኢቲጵያዊት ዝኾነት ናኦሚ ግርማ ኣብ ክተሽሕን ርስራን ናይ አሜሪካ ብልጽቲ ተጫወቲት ኮይና ተመሪጻ::

እዞም ሰባት እዙኦም ኣብ ዓለምና እቶም ፍሉጣት ተጫወቲ ኽዕሶ እግሪ እንትኾኑ ንናይጋንተኦም ወኪሎም ምስኣር መኦም የረከቡ::

እዙ ሓደ ካውቶም ኣትክልቲ ገደና ተብሂሎም ዘፍለጡ ጳጳዮ ኮይኑ ንኽትእዩዖ ከዓ ብጣዕሚ ምቝርን ተፈታዉን እዩ።

እዙ ባህላዊ መጐዓእዝያ ዝኾና ኣፍራስ ተጠቒምካ ዝካይድ መጕዓእግያ ኮይኑ ጋሬ ተዋሂሉ ድማ ብተሎምዶ ይፍለጥ።

እዛ ሓፍትና እዝኣ ናይ ዘመናዊ ኣሰፋፍያ ቅዲ ክዳን ተፋልጥ ኮይና እቱይ ብጣዕሚ ደስ ዝበል ሽፎን ተከዲና ትርከብ።

ዋው ደስ ዝብል ብጣዕሚ ካብ ቆርበት ዝተሰርሐ ጫማ ብጣዕሚ ብጥንካርኡ ተውዳዳሪ ዘይብሉ ንክትረግፆ ምቹው ዝኮነ ካብ ሓደጋ ምሉእ ብምሉእ ዝከላከል ።

ዋው ደስ ክብል ብሩንዶ ስጋ ብኣልጫ ንኽእ እናበልካ ብጣዕሚ ደስ ክብል ክጥዕም ዋይ ዘለካ መቐረት!

እዚ አርማ እዚ ናይ ቤንሻንጉል ክልል አርማ ወይ ከዓ ምልክት እዩ። አብ ኢትዮጵያ ካብ ዝርከባ ክልላት ከዓ ሓንቲ እያ።

እዙ ሓደ ካብቶም ናይ ፈጠራ ሠራኃት ውፂኢት ዝኾነ እንተኾንከሎ ብተሎምዶ ፍርጅ እናበልና እንጽውዓ ወይካብ መዝሐሊ ዘተፋላለየ ለስላሳታት ኣውኡ ኣትዮም ዙሑል ንኽኾኑ ይጠቕመና።

ዋዉ ናይ ኢትዮጲያ ቀይሕ መስቀል ማህበር እዚ ብጣዕሚ ኣብ ዝተፈላለዩ ናይ ደገፍ ስራሕቲ ዝሳተፍ ዉፉይ ትካል እዩ ።

እዛ እነርያ ዘለና ሃፍትና ካብነይ ባህሊዪ ክዳውንቲ ዝኾነዉ ክዳንተኸድና ንምርኢት ምፍላጥን ዝቐረበት እያ።

እዙ መቐስ ኢልና እንጽውዖ እንትኸውን ዝተፋላለይ ወረቓቕቲ ንምቕዳድ ከምኡውን ጸጕርና ንምሕፃር ዝጠቕመና ዓይነት መሳርሒ እዩ።

እዙይ ልስልስ መስተ ክኸውን ከሎ ብጠዕሚ ጥዑምን ንኽትሰትዮ ምቅርን ዝኾነ ዓይነት ልስሉስ መስተ እዩ::

ደስ ባሃሊ ሰራሓቲ ሸኽላ ዝተፋላለዩ ናይ ገዛ ኣቁሒት ከምኒ ጀበና፣ ከምኡዉኑ ፃሕሊ መፈሊሒ ፀበሒ አንጥቀመሉ ዝተፋላለዩ ካሎኦት ዉፅኢታትን

እዙ ጫማ እንትኸውን ካብ ቈርወት ዝተሠርሐ ጸሊም ጫማ እዩ እዙ ካብዝተፈላለዮ ዓይለታት ሓደጋ እግሪ ክካላኸለልና ይኽእል እምኒኸይዐንክፈና እሸቕኮይወግአና።

እዚ ብጣዕሚ ደስ ብዝብሉ በላይ ኮፍላ ስፌት ዕምበባታትን ከምኡ ውን ናይ በገና ቅርፂ ዘለዎም መመላኽዕታት ዝማዕረገ እዩ፡፡

እዚ ወሓለታት ኣዲታትና ብደንቢ ጌይርን ከሽን ከሽን ብጣዕሚ ሰሓቢ ብዝኾነ መቊር ዝሠርሖ ዓይነት ናይ ሥጋ ውፂኢት ሥጋን መግቢ እዩ።

እዚ ኣርማ እዚ ኣርማ ዝተፈላለያ ሃገራት ናይ ብሪክስ ኣባላት ዝኮና ኣብ ቁጠባ መሰረት ዝገበረ ጉጅለ እዩ።

እዚ ናይ ፅሕፈት መሳሪሒ እስክርቢቶ እንትከውን ከሎ ዝተፈላለዩ መስታዋሻታት ኣብ ወረቀት ሰፊሮም ንከይርስዑ ዝጠቅመና እዩ።

እዙ ጫማ እዙይ ላዕላይዊ ካብ ጨርቂ ዘተሠርሐ ጫማ ኮይኑ መውዛሕቲ እጊዜ ደቂ ኣንስትዮ ዝጥቀምኣሉ ካብ ዝተፋላልየ ናይ ዕንቅፋት እምኒ ዝከላኸል እዩ::

እዙይ ውፂኢት ድንሽ ዝኾነ ዓይነት ቅብኣት ገጽና ብምለኻይ ካብዘተፋላለዮ ጣቝሻታት ተውሳሳት ወይካ ዓምፍሩራት ክልነቅ ዝገብረናን።

እዚኣ ሓደ ቦታ ካፍቲ ሓደ ቦታ ንከይልዕል ኣብ ዝተፈላለዩ ስራሕቲ ህንፃ እተገልግል እንትከዉን ከላ ኣዉኡ ዉሽጢ ማይ ዝሓዘት ኮይና ኢ ባታ ማይ መሰረት ናይ ቦታ ሜዳ ይረጋገፅ፡፡

ዋው ክሮቦና ናይ ቖርተዶኩስ ለዓለዋይ ዓላፊ ዝኾኑ ጳትርያር ክርሰሊቃ ነብ ኣብ ጳሣት ኢትዩጵያ ኣቦማትያስ።

እዚ ዉፅኢት ስራሕት ኢደ ጥብብ ካብ ዝኮኑ ሓደ ካራ ተባሂሉ ሽጉርቲ ንምክታፍ፣ ስጋ ንመክታፍ እንጥቀመሉ ሓፂን እዩ፡፡

እዙ ዓይነት መሳርኂ ኣብ ዘተፈላለያ ማሽናት ክብድ ዝበለ ማሽን ብታሕቲ ኣየር ንውሽጢ እናነፍሐ ሃፍ ንምባል ዘጠቅም እዩ።

እዙይ ካውቶም ውፂእት ሕርሻ ዝኾኑ መህርትታት እንትኾን ፍሪዩ ኣብ ታሕቲ ኣመሬትቶቐቢሩ ዘርከብ እዩ ድንሽ ከዓ ተባይል ይፈለጥ።

እዚ ካብ ዘመናውነት ዝመፀ ናይ ዝተፈላለዩ ክዳውንቲ ኣከዳድና እንትኸውን ከሎ እዋይ እቲ ናይ ቀደም ኣከዳድና ደስ ክብል ነይሩ።

ኣብዙይ ዝተፋላልያ ዓይነታት ደርሖ ዘለዋሉ ቦታ እንትኸውን ብዓቕምና መሪጽና ኸምቲ መጠንገዘብና ክንገዝአሉ እንኽእል እዩ።

እዙ ናይ ኢቲጵያ መራሂ ኣብዪ ኣሕመድ ኣብ ዘተረኸወሉ ዘተገበረ ካልኣይ ምዕራፍ ናይ ኣዲሳባ ልምዓት ሥራሕ ግምገማ እዩ።

እዚ ዜና እዚ ኸም ዝገልፆ ኢትዮጵያ ካብ ኣፍሪካ ብጐውነይቲ ቊጽራ ሓደ ላዕለወቲ ኮይና ከም ዘላ እዩ ዝብረሀልና::

እዙ ንልደት በዓል ናይ ቐዳማይ ልደት በዓል ንመኽዋር ዘተገበሩ መፃባ በቕታት ዘተፈላለዩ ፍሕኛታት ከምኡውን ናይ ሽምዓታት እዮም።

እዙ ኃውና ተሸኪምዎ ዝኽይድ ዘሎ መሣርሒ ናይ መሓረስ እንትኸውን ከሎ ናዊት ዕርፊ ከምኡውን ኣርዑትን ዘጠቓለለ እዩ።

ቤት ምግብን መስተን ሰባት ንምብላዕን ንምስታይን ዝኸዱ ቦታታት እዮም። ኣብኡ ዝተፈላለዩ ምግብን መስተንን ይቐርቡ። እዞም ቦታታት ማሕበራዊ ግንኙነት ንምግንባርን ሰባት ክተሓላለፉን ይሕግዙ።

እዙ ባህሊ ኢትኦጴያ ዝኾነ ዓይነት ምግድ ብፍላይ ዓብቲ ግራይ እንረኽ እንተኾ እንተሎ እቲ ጥፍስን ቊርጽን ሥጋ እዩ።

እዙ መፋለጢ እንትኸውን መኪና ብቐልሉ በቕናስ ክንግህ ሸጠልኩም ንኽእል ኢና ንልቓሕውን ክንህብ ንኽእል ኢና ይብል ኣለዉ።

እዙይ እንጠጦ ዝተብሃለ መዕቀዊ እንስሳት ኣብ ከባቢ ኣዲስ ኣበባ ንረኽወ እንትኸውን ዝተፍሃላለይም እንስሳት ብመርኣይ ክንዛናጕዕሉ ነኸአል።

ሠለስተ ዝእግራ መኳዓዝያ እንትኸውን ከላ ኣብኣ ኾይኑ ለደገ እናጠመትን ኣብ ጐና ኸዓ ዘተፋላልዩ ተጫወቲ ዂዕሾ ኣሎዉ።

እዙይ ካብ ቆርወት ዝተሠርሐ ጫማ እንትኸው እንከሎ ብጠኣሚ መተኣማምንን ንእግርና ካብ ስተፋላ ለዩ እሾኽ ሓፃውን ዝካላኽል እዩ።

እዙ ምስማር ኢሕና እንጽውዖ እንትኸውንከሎ ኣብ ዘተፈላለዩ ሕንፃ ሠራሓቲ ክልተ ኦም ንምጥባቕ እንጥቆምኣሉ እዩ።

ዋው ብጥዕ ምደስ ባሃሊ ኣሠራራ ምግቢ ኣድና ናይ ዘተፈላልዮ ሥጋታት ክምቅር ክጠዕም ኣታዘስ ክትበለዖ።

ኣብዙ ዘለዋ ዝተፋላልያ ባንዴራታት ክልላት ኢቲጵያ እንተኾና ናይ ኢቲጵያ ባንዴራ ኸዓን ኣብ ማእኸል ይርከብ እዙ ኣብቲ ባንዴራ ንዂለን ዘጠቓልል ባንዴራ እዩ።

እዙ መጺሔት እዙ ናይ ኅብረት ባንኪ መፋለጢ እንትኸውንከሎ ናይ ኅብረት ባንኪ ዘለዎ ናይ ጨረታ መፋለጥታት ይገለጽ::

እዝ ኃውና ሥርሑ እናሠርሐ ዝረከብ እንትኸውን፤ እቲ ጀረካን ከዓ ማይኂዙ ነይሩ ።ናብቲ ዓዊዪ መታሓእዚ ይግምጥሎ ኣሎ።

ደስብሃሊ ኣቀራርባ ቡን ሃገርና ኢትዮጵያነ ትግራይም ዝኾነ ብጣዕሚ ደስ ብዝብል ኣቀራርባ እምበባ ብዙ ተፈላለየ መጋየፂታት ዝተመለኸ።

እዙ ካውቶም ናይ ዘመናውነት ውጢት ዝኾኑ ሓደ እንትኸውን ከሎ ንዝተፋላለዩ ኣይነታት ምግቢ ንኽይባላሸዎ ዝጠቅም ብኤለትሪክ ዝሠረህ እዩ፡፡

እዙይ መገየፂ እዙይ ዝተፋላለዩ ጋሻታትን ዕዱማታትን ናብኦ እንጽውዐሎ እንትኮን እንተሎ ብዝተፋላለዩ ጻዕዳ መጋርጃታትን ዕምበባታትን ዝወቀበ እዩ።

እዛ መኪና እዚኣ ብጥንካረኣን ብፍጥነታን እታ ብልፅቲ ዝኾነት መኪና ኮይና ንሰራዊት እተገልግል ዓይነት መኪና እያ፡፡

እዙይ እዳጋ እንትኸውን ዝተፋላለይሁ ነገራት እንእድጐሉን እንገዝኦሉን ቦታ እዩ ንኣብነት ሽጕርቲ ድንሽ ካብዙይ ክንገዝእ ንኽእል።

እዝ ዝተፋላልዩ ፍራምረ ዝሽየጠሉ ቦታ እንትኸው ን ንንኽእልምኒ ኣብካዶ ሽጕርቲ ማንጎ ዝበሉ ክንረክብ ንኽእል።

እዚኣቶም ኣቝሕ ገዛ እንተኾኑ ገሊኦም ንመቐመጠ እንጥቀምሎም ካብ ጨርቅን ካብ ልስሉስ ነገርን ካብ ዕንፀይትን ተተሠርሑ ከምኡውን ንመጽሓፍ እንጥቀሞሉ ጠረጴዛ እዮም::

እዛ ሓፍትና እዚኣ ካብቶም ዞማናውያን ቕድ ኽዳን ዘብሃሉ ተኽቲላ ንማኅበር ሰባ እቲ ዘሎ ቕድ ኽዳን ተፋልጥ ዘላ እያ።

እዙ ናይ ዙ ተ ፍላሌዩ ሕንጻላት ኣሠራራሓ ዘፋልጥ እንትኾን ከሎ ናይ ባህዳር ቤትምህርቲ ኣይነት ዓሠራራሓ ሕንፃ የርኢ።

ብጣዕ ሚጎዛ እተቓዳ ድምቲ ኣሰይ ኣተሓጐስ መዲኦምና ብጥዕሜሕጕሶምና እዞም ተቓዳ ድምቲ በዳቱ ሄርቦ እና ቡቴጎ መችው።

ደስ ዝብል ናይ ጥብሲ ሥጋ ፍሉጥ ባህሊ ዓድና ዝኾነ ናይ ሥጋ ጠቢስካ ብኣዘሞሪ ኖ ሓዊስካ ብበርበረ ቕብእ እናበልካ ዝብላዕ እዩ።

እዙ ካብቶም ጥንታውያን ኣቦታትና ዘሠርዕዎም ብጥዕሚ መገረምቲ ቦታታት ዝኾኑ ቅዱስ ላሊቤላ ቤተ ክርስቲያን እዩ

ኣብዙይ ዘርኤና ኢቲዮጲያ ኣብ ናይ ዓለም ለኻዊ ምኽያድ ዘይኽእሉ ቕርጫት ዂዑሾ ፌደሬሽን ኣባል ከምዝኾነት እዩ።

እዙ ብተሎምዶ ማኅረስ ኢልና እምስዎዖ ናይ ማኅረስ ሥራሕ እንትኸው እንከሎ ናይ ሃገርና ዓንድሕቊ ዝኾነ ሥራሕ እዩ።

ኣፍሪ ሄርባል ዘተብሃለ ሻንቦኒ ዘተፍላለይ ጸጕርና ብጣም ማቻ ዘለዎ ነዕፅወሉ ውፂቲ ጻዕዳ ሽጕርት ዝኾነ ደስባሃሊ መጸቢ።

እዛ መኪና ብዘተፋላለዮ ዕምበባታት ዝጸበቐትን ዝመዕረገትን እንትኸውን፤ ፍቕሪ ዝብል ናይ ዕምበባ ምጽበባ ኣለዋ ።መውዙዕቲ ጊዜ ኣብ መርዓን ነጠቀመላ።

ዞም ናይ ቤተ ክርስቲያን ኣገልገልቲ ዝኾኑ መዘመራን ወይ ከዓ ናይ ሠንበት ትምህርቲ ቤት ብዘለዎም ናይ ኃይማኖቶም ሓልዮምት ደስ ዝብል ባህሊ ናይ ኮበሮ፣ ቅኔ።

እዙ ኣርማ እዙይ ናይ ጌንበላ ክልል ኣርማ እንትኸውን ጋንበላ ማለት ኣብ ውሽጢ ኢቲጵያ እትረከብ ክልል እያ።

ዋው ጉደር ዘተብሃለ ኣልኮላዊ ወስተ እንተኸቡል ሓያልነቱ ከዓ ብጥዓሚ እዩ ከስክረና ይኽእል እዩ እንተብዜናዮ።

እዙ ቡርሽ ኢልና ብተሎምሎ እንጽውዖ እንትኸውን ከሎ ኣብ ገዛውትና ቀለም ንምልኻይ ወይከዓ ንምልማጽ እንጥቆሙሉ እዩ።

እዙ ኣብ ገሳውትነ ኲሉ ጊዜ እንጥቆመሉ ቡንና ንምፍላሕ እንጥቆመሉ ነገር እንትኸውን ጀበና ተብሂሉ ዝፍለጥ እዩ እኖና ከዓ ይሠርሖዋ ኣለዋ።

እዛ ሃፍትና ኖውሕ ዝበለ ሠረ ከምኡውን ዕጽፊሉ ኣብኡግሩ ከምኡ ኸዓ ነዊሕ ጃከት ገይራ። ናይ ሓድሽ ኣካዳድና እያ ተርእአና ዘላ።

እዙ ብጣዕሚ ተፈላጥን ቐልደኛን ዝኾነ ኣብ ናይ ኢብኤስ ማሕበራዊ ሚዲያ ዝሠርህ ናጸነት ወርቅነ እዩ።

እዙ መፋለጢ እንትኸውን ከሎ ኣብ ከባባ አዲሰ አበባ እንረኽቦ ኮይኑ ናብ ቤራዊ ሜቴሮሎጅ ናብ ቤያሳ ናብ ኣምባሳደር በበይ ናበይ ክንከድከም ዘለና ዝኅብር እዩ።

እዙ ሓደ ካብ ነይ ነታትና ስፈ መግለጺ እንትኸውን ከሎ በቲ ስፈ ኸዓ ኣኡ ምግቢ ቐሪብን ብትዓምደስ ስብል ምግቢ ቀሊዑ የርየልና ኣሎ።

እዙይ መጋየፂ እዩ፡፡ ካብ ወርቂ ዝተሠርሐ እንትኸውን እንተሎ ኣብ ክሳድና ኣንጠልጢልና እንጥቀሞሉ ዓይነት መጋየፂ እዩ፡፡

እዛ ምኪና ብዝቶፍላልሕዩ እምበባታት ቀይሀን ጻዕዳን ዘለዎም ብጣዕ ምት ሕጋይጸን ተጸባቢቓን እያዘለሃ።

ጊዙ ብተለምዶ ጋሪ ኢልና እንጽውዖ መጎዓእዚያ እንትኸውን ካቦታ ናቦታ ብኣድጊ ወይ ከዓ ብፈረስ እናተ ጐተተ ዝኸይድ እዩ ዘንቈልዖ ኸዓ ማይ ጽዑነም ይኮዱ ኣለዉ::

እዙ ናይ ኣዲስ ኣበባ ቤትምህርቲ ላዕለዋይ ብርኪ መእተዊ በሪ እንትኸውን ከሎ ብኣሣራርሕዑካ ብጥዓሚ ሰሓብን ደስ በሃልን እዩ።

እዙይ ዕደጋ እንትኸውን ከሎ ብጥዓቢ ደስብሉ ምንጻፋት ኣብ ምድውሬት ክኖንጽፎምን ምኽእል ንገዛን ከኡውን ንሥራሕ ቦታ ዘኾኑ እንገዘሎምን እንሸጡሎምን እዩም።

ዘን እንርእን ዘለና ብዓልቲ ጸጋዕ ድመ ቤልጀማዊት ንሓደ ዓመት ዘኣክል ናይ ማራቱን ርኅቐት እነጐይያ ክብረወስን ኣመዝጊብን።

እዙ ናይ ጽሕፈት መሳርሒ መፋለጢ እንትኸውንከሎ ዝተፋላለዩ ዓይነታት ቀለም ጌርና ዝተፋላለዩ ስእልታት ክንስዕል ከም ንኽእል የመልክተና።

እዙ ኣቶም ዝተፈላልዎ ስፖርተኛታትን ናይ ሃገር ሰራዊትን ዘርከወሎም እንቲኾኑ ኣብ ዘተፋላልየ ጵሮግራም ብዘገብርዎ ንትፈት እዮም::

ደስ ብኃሊት ዘመናዊት መሳርሒት ኣብ ዝተፋላልዩ መንደቓት ክንገውሮም እንደሊ ነገራት ከምኒ ምስማር ዘበሉ ብቕልሉ በሢኣኽተቕቱ እድኺ።

እዛ ሓፍትና ሓድሽ ቅዲ ክዳን እተፋልት ኴይና እዙይ ኽዳን እዙይ ብርኪ ከርኢዝኽእል ሓፂር ቀምሽ እዩ።

እዙ እንስሳ እዙይ ናይ ገዛ እንስሳእ እንትኸውን ከልብት ብምብሃል ይፍለጥ ገዛወትና ኻብዘ ተፋላለዮ ሠረቕቲ የሕሊ ወልና ብጥኣሚ ነገዛ ጽቡቕ ዓይነት እንስሳ እዩ።

እዙ ካብቶም ምቁራት ምግብታት ዘብሃሉ ምግቢ እንትኸውን ካብ እንቋቑሕን ሥጋን ተጠቢሱ ዝተሠራሐ ኾምእውን ዝሓዘ ምግቢ እዩ።

እዛ እኖ ነቶም ቆልዑ ኣሰራርሓ ምግቢ ብኸመይ ክሰርሖ ኸም ዘለዎምን እንቋቅሖ ብኸመይ ሰይሮም ኸመይ ገይሮም ከብስልዎ ኸም ዘለዎምን ተርእዮም ኣላ።

እም እም ኣታኸናፍቕ ኣታኸናፍቕ እዙይ መስተዙይ ሜስ ኣጋመ መዓድ ኣጋመዓደ ክናፍቕ ደል ኣጋመዓድይ።

እዙ ካብ ቀለልቲ ሠራሕቲ ሓደ ኮይኑ ውፂእድ ሕርሻ ዝኾነ ሽጕርቲ ቀየሕ ኣብ መኑገዲ ኣውፂኻ እናተሸጠ ይረክብ::